ፖለቲካ ማለት ናይ ሓደ ዓዲ ኣድላይ መነፅር ኢልና ክንገልፆ እንክእል ፖለቲካ እዩ፡፡ ማለት ብዛዕባ ሓደ ወቅታዊ ህላዌ ኩነታት ወይ እታ ዓዲ ናበይ ከም እተምርሕ ከም ዘላ ወይ ኣበይ ከም ዘላ እንፈልጠሉ መንገዲ ፖለቲካ ይባሃል፡፡

ንግድን መትዕድዳግን እንብሎ ፡-ንባዕልካ እናዓደግካ ወይ እናሸጥካ፣ እናገዛእካን እናትረፍካን ንግድን ምትዕድዳግን ንሓደ ዓዲ ዓርሳ ንምክኣል ወሳኒ ነገር ካብ ዝብባሃሉ ሓደ እዩ፡፡